ኣቀማምጣ መሬት ማለት ጐቦታት፣ ቤተ ክርስቲያናት እጽዋታት ልሓቖፈ ቦታ ኾይኑ ደቂ ሰባት ቤተ ክርስትያን ንምስዓም ጐቦታት ድማ ንቱርዝምን ባህልን መፋልጥን ንጥቅመሎምን ሰፊሕ ናይ ባህልን ቱሪዝምን ቦታታት እዩ፡፡

ምግቢ ማለት ደቂ ሰባት ንክንነብር ዕለታዊ፣ ማዕልታዊ፣ ሰሙናዊ ፣ወርሓዊ ንክንነብር ዝሕግዘና መናባብሮና ፅብቅ ንክኸውን ዝሕግዘና ጉልበት ዝህበና ምግቢ እዩ። ናይ ፆም ናይ ስዕረት እልና ድማ ንኸፍሎም ማለት እዩ።

ሥራሕ ማለት ደቂ ሰባት ንመነዋውሮና መዓል ክከውን ይክእል ወርሓዊ ክከውን ይክእል ቤተሰብና ኢልና ልተፈላለዩ ናጕልወትን ወይ ድማቲ ቝጺል ኻብ ድርጅትን ሠርሖም ሠራሕቲ እዮም እንተኣብነት መኪና ምስ ቓል ምውረድ ብዙኅ ይንትነዑ ማለት እዩ።

ያው እዚ እንሪኦ ለለና ምስሊ ናይ በረካ እንስስ ጭላዳ ዝፍለጥ እንስሳ ህበይ ዘርኢ ምስሊ እዩ፡፡

ኃይማኖት ማለት ሰብ ምስ ፋጣሪ ኽጋነዩሉ ዝኽኢል ናይ ጸሎት ወይ ድማ ምስ ፋጣሪና ኽንጋነዩሉ ንኽል መሣርሒ መንገድና እዩ ኃይማኖት ማለት ብዝይ ኣይማኖት ኣብልና ድማ ብዙኅ ናይ ጸሎት መንገድታ ትነግኑየሉ መሣርሕ እዩ።

መስሕብ ቱሪዝምን ማለት ደቂ ሰባት ካብ ቀደም ጀሚይሩ ካም ቅርሥታት ኣቦታትና ኣቕሚጡም ኣጻኑሑ ኃዚን ሃም ቅርሲ ኾይኖም ንርኦም ቦታታት እዮም ናዕልነት ኃወልታኩሳም ብዙኃት ዝተፈላለዩ ወጣተኛ ለት መጺኦሙን ዝበኑዎ ቦታ እዩ ::

ሸቐጣ ሽቐጥ ማለት ዝተፈላለዩ ኣቝሑታት ንኣብነት ፍኒት፣ ኤርፍሬሽ፣ ዳይጰር፣ ሶፍትታት ዝተፈላለዩ ንወዲ ሰብ ዘገልግሉ ልበሃሉ መሣርሒ ዝሽወጡሉ ቦታ እዩ።

መጋየፂ ማለት ዝተፈላለዩ ደቂ ሰባት ከፀቡቁን ከብርሁን ዝክእሉ ነገራት እዮም። ንኣብነት ሻምፖታት ቻብስቲግ ግርስልን ኮታስ ብዙሓት ዓይነት መጋየፅታት ንደቂ ሰባት ከፀቡቁ እዮም ኢሎም ዝተሓሰቡ ነገራት እዮም።

ዜና ማለት ደቕ ሰባት ዝተፈላለዩ ሓብረይታታት ክነርኢል ንኽእል ወይክንሰምዓለን ኽልሓድሽቲ ነገራት እዮም ዘይናታትሱ ደማ ብልተፈላለ መልከ ኣኽነግንዮን ኸኢሊና ብይትዩብ ብተሌብሽን ብጐግል ብፋይፍክ ብስካይብ ብልተፈላለዩ ብኢንስታግራም ብቲኽቶ ክነግንዮም ንኸእል ኢና ማለት እዩ።

መጋይጽን መመላኽዕን ማለት ደቕ ሰባት ብርህ ምልከዕ ኢልና ናብ ደገ ክንወፅእ ዝሕግዘና ጽቡቕ ናይ መመላኽዕ መሣርሕ እዩ። ንይኣብነት ሽታ ባዝልን ሎሽናት ኹሕሊ ኮስሞቲክስ ማለት እዩ።

ያው እዚ እንሪኦ ለለና ምስሊ ናይ ተከተልቲ እምነት እስልምና መስጊድ ነጋሽ ነጋሽ መስጊድ ዘርኢ ምስሊ እዩ፡፡

ቤት ምግብን መስተን ማለት ልቕ ሰባት ንምግብነት ንመስተ ሕዱፊልውን ንምዝናይን ጥቐመሉ ቦታታት እዩ እዝ ድማ ናምነት ኣንቲካ ኣብ አኹስም ዙኃይነት ንግልገለሉ ቦታ እዩ።

ስራሕ ማለት ደቂ ሰባት ንክንነባበር ዝተፈላለዩ ዕለታዊ ስራሕና እናሰራሕና ንኣትወሉ መንበሪ ቅርሽና ነግንየሉ ቦታ እዩ ማለት እዩ። ዝተፈላለዩ ምግብታት ብምዝውዋር'ውን ክኾውን ይክእል እዩ።

አቀማምጣ መሬት ማለት ቀደም ወለድና ዝተፈላለዩ ናይ ተፈጥሮ እምነታትን ካሊእ መሳሪሒ ተጠቂሞም ንዝመፅእ ወለደታት መስሐቢ ታሪክን ዝሓደጉ አቦታትና እዩ፡፡

Baldish Odile origins died folding Odile off Fido’s

መዝናነይ ቦታ ማለት ደቕ ሳባት ክንዝናነዩሉን መንፈስና ሕድስ ሰቢልና ክንምለሱሉን ኽእልቦታታት እዩ ንፋስ ዘለዎ ጽቡቕናኣየር ንፋሳ ጊይና መንፈስና ኽንሕድሰሉን ኽእልቦታ እዩ።

ከበሮ ወይ ነጋሪት ማለት ንመዘናግዒ ወይ ድማ ንዝተፈላለዩ ናይ ቤተ ክርስቲያን መዝሙራት ዝጥቀሙሉ ናይ መገልገሊ መሳርሒ እዩ፡፡

ናይ ገዛ ኣቕሑ ማለት ደቂ ሰባት ንግልጋለሎም ንመግብነት ይኹን ምሕረስ ይኹን ብዙሕ ኣገልግሎቶት እንጥቀመሎም ኣፕ እዩ ።ንኣብነት ሽሓነ ፣ዓራት፣ ኣርማድዮን፥ ስፈለና ገዛ ኣቋሕታት ይበሃሉ ማለት ዩ።

ምግብታት ምግቢ ማለት ድቂ ሰባት ንክንእናበር ወይ ደማ ብዙኅ ሥራሕቲ ንክንሠርሕ ኣሕይወትና ምልገወሉ ወይ ደማ ንበልዐሉ ምግቢ እዩ ስለዙይ ዘም እንጀራ ዝተፈላለ ዩ ጸብሕታት ጌይና ኢና ኽንበልዕ ንክእል ማለት እዩ ::

መጽሓፍ ማለት ደቂ ሰባት ብተፈለሉይ ሓበረይታትንምግናይ እንጥቆምሉ ሓደ ዓውዲ ናይ ሓበረይታ እዩ መጽሕፍ ጥራሕ ግና ኣይኮንን ጋዘይጣ ፣ዝፈለ ናይ ንባብ፣ መሣርሕታት ኩኮኑ ይክእሉ እዮም።

ያው እዚ ምስሊ እዚ ዘርእዮ ለሎ ናይ ስነስርዓት ሃይማኖት ኦርቶዶክስዊት ቤተክርስትያን ኣብ ገዳማውያን ወይ መነኩሴታት ዝነብሩሉ ቦታ ዘርኢ ምስሊ እዩ።

ኃይማኖት ማለት ደቂ ሰባት በጣሪ ኣሚኖም ዘግልጋሉሉ ሓደም ንኃይማኖት ባህድናዩ ዘተፈለልቱርዝማት ቤተ ክርስቲያናትኡ ድማ ኣለዉ ሱ ደማ ኣቦታትና ካብ ቀደ ምዘጥምሑና ሓድ ግና እዮም።

መፋለጢ ማለት ንዝተፈላለዩ ንክፋለጡ ወይንም ደሞ መፋለጢ እንጥቀመሎም ወይ ድርጅታት ክኾኑ ይኽእሉ፡፡ ወለዶ ዝፈጠሮም ድርጅታት ስም ጌርካ ባነር ወይ ድም እስቲከር ጌርካ ክትልጥፈሉ እትኽእል ቦታታት ሰብ ክርአሉ ዝኽእል ቦታታት ምጥቃም ማለት እዩ፡፡ ንኣብነት ኢትዩ ቴለኮም ክኾን ይኽእል፣ ሳፋሪ ኮም ክኾን ይኽእል ፣ኣክሱም ዩኒቨርስቲ፣ መቐለ ዩኒቨርስቲ እናበልኻ እናበልኻ ክተፈልጠሉ እትኽእል ሜላታት እዩ፡፡

መስሕብ ቱርስም ማለት ዝተፈልለዩ ናያቃማ ኣምጣ መሬታትን ጐወታትን ሽንጥሩታትን ዝኃዘ ቦታ ደቂ ሰባት ኸይድና ኽንርዩሉንኽእል ክንዛናግዕሉንኽእል ናያቃማ ኣምጣ መሬት ቦታ እዩ::

ማሕበረሰብ ማለት ዝተፈላለዩ ሰባት ኣብ መንበሪ ቦቶኦም መፂኦም ሕብረት ፈጢሮም ክጫወቱ ፣ ክስዕስዑ፣ ተኣኪቦም ድማ ዝተፈላለዩ ዛንታታት ክዛተይሉ ዝክእሉ ናይ ግሩፕ ወይ ድማ እካብ ቦታታት።

መሳሪሒ ማለት ዝተፈላለዩ አብ ሂወትና ክንግልግለሉ ወይ ድማ ሰራሕ የቅልሉ እዩም ኢልና ሓሲብና እንግልገለሉ አቁሑታት እዩም፡፡ ንአብነት ሳይክል ክከውን ይክእል ዝተፈላለዩ ናይ ፍተሻ መሳሪሒ ክኮኑ ይክእሉ መዝናነይ እውን ክኮኑ ይክእሉ ማለት እዩ፡፡

መሳሪሒ ሙዚቃ ማለት ብዝተፈላለዩ መሳሪሒ ሙዚቃ ተጠቂምካ ናይ ደርፊ ዓይነት ገለ መዐጀብን ማለት እዩ። ንአብነት ሳክስ ፎን፣ ፒያኖ ፣ባንድታት፣ ጊታራት ፣ክራር ዝአመሰሉ ማለት እዩ፡፡